መደብርና ፍልይ ዘብሎ ተፈላለዩ ናይ ፅገናን መለዋወጥን ኣቕሓ እውን ብተመጣጣኒ ዋጋ ነቕርብ ኢና፡፡ ብተወስኺ ድማ ናይ መሞከሪ ሓደ ወርሕን ናይ ሓደ ዓመት ውሕስናን እውን ብተወሳኺ ንህብ ኢና፡፡

ኣብ መደበርና መፂኦም መኪና ኽዕዱጉ ኸለዉ ዝረኽብዎም ጥቕምታት ሓደ ብውሑዱ ድማ ኽፍሊት መፂኦም ክረከቡ ኻልኣይ ድማ ሓምሳ ሚኢታዊ ናይ ባንኪ ልቓሕ ይመቻቸወሎም ፣ስለ ዝኾነ ዝተፈላልዮ ዓይነታት መኪናታት ብተመጣጣኒ ዋጋ ካብ መደበርና ይግዙኡ፡፡

መደብርና ፅቡቛትን ጊዜ ዝጠልበን መኻይን ብዝተፈላለይ ሕብርታት ብዙ ዝሓሰረ ዋጋ ዝረኽብሉ ቦታ እዩ። ተወሳኽ ሓበሬታ ኣብ መቐለ ዓደ ሓቂ ኽፍላ ኸተማ ወይ ድማ ሰሜን ክፍላ ኸተማ ዝርከብ መደብር ናይ ምጽኡ ወይ ድማ ናይ በይነ መረብ ዕድጊት መድራኽና ይሓወፁ።

ኣዲስ ኣበባ ጥራሕ ዝነበረ መደብርና ብዓማዊ ልና ሕተ መሠረት ዓብ መዓለ ሠለስተ ጨናፍር ዘለዉ መደብር ኸፊትና ኣለና ጽፍን ሥሉጡን ግልጋሉት ይህቡ ሠራሕተንሎትና ንእም ይጸበዩ ኣለዉ።

እንኳዕ ድሓን መፃኹም ኽብራት ዓማዊልና ኣብ መደበርና ኽልተ ዓይነት መኻይን ኣለዋና እተን ሓደ ብኤሌክትሪክ ዝሰርሓ እየን እተን ሓደ ድማ ብነዳድ ዝሰርሓ እየን ከከም ምርጫኩም ካብ ኸልተ ሽሕን ዒስራን ሓደን ፈረንጂ ኣቆፃፅራ ክሳብ ኸልተ ሽሕን ዒስራን ሓሙሽተን ናይ ፈረንጂ ኣቆፃፅራ ዝወፃ ሓደሽቲ መኻይን ኣለዋና።

ሕጂ እትሪእዋ መኪና ብኸልተ ሽሕን ዕስራን ሓደን ብናይ ፈረንጂ ኣቖፃፅራ ዝመፀት ሓዳሽ ማንም ዘይገንሓ መኪና እያ፡፡ ናይ ኤሌክትሪክ መኪና ዝኾነት እዚኣ መኪና ብሓደ ጊዜ ቻርዲ ኣርባዕተ ሚእቲ ኪሎ ሜትር ምኻድ ትኽእል መኪና እያ፡፡ እዛ መኪና ትደልዩ ብታሕቲ ብትሪእዎ ስልኪ ቁፅሪ ደውለለይ፡፡